እዚ ዕዳጋ ዝግበረሉ ቦታ ይመስል፡፡ ኣብዚ ቦታ ገባር ደቂ ኣንስትዮ ብብዝሒ እኔዋ፡፡ ኣብ ናይ ምልውዋጥ ድባብ ኮይነን ከዓ ይርአያ ኣለዋ፡፡

እዚ ሕብራዊ ዘመናዊ ናይ ኤሌክትሪክ ድስቲ ዘርኢ እዩ። እቲ ድስቲ ብፍኹስ ዝበለ ቀጠልያ ሕብሪ ዝተሰርሐ ኮይኑ፡ ወርቃዊ ሕብሪ ዘለዎ ላዕለዋይ ክፋልን መትሓዚ ዘለዎ ቆቢዕን ኣለዎ። ቀሊል መትሓዚ ተተሓሒዙሉ ኣሎ። ቀንዲ ስራሕ ናይዚ መሳርሒ እንታይ እዩ?

ኣብ ድምፂ ወያነ ቴሌብዥን ናይ ቢዝነስ ዜና ክፍለግዜ ዘይተመልአ ዓብዪ ህንፃ ይርአ፡፡ ኣብ ናይ ስክሪን ፅሑፍ ዝተቋረፁ ኢንቨስትመንታት ናብ ስራሕ ክምለሱ ዝሓትት ፅሑፍ ኣሎ፡፡ ዝተቋረፁ ኢንቨስትመንት ዝቕፅልሉ ዕድል እንተዝፍጠር ናይ ኢኮነሚ ሕውየትና ምተረጋገፀ ነይሩ፡፡

ሓንቲ ደሚቅ ሮዛ ሕብሪ ዘለዋ መፅሓፍ እንግሊዝኛ፣ ባዕልካ ተመሃር ዝብል ብብጫ ሕብሪ ተፃሒፉ አብ ሮዛ ሕብሪ ይርከብ፡፡ እዛ መፅሓፍ አብ ፀሊም ድሕረ ባይታ ትርከብ፡፡ ብሓቂ ሎሚ ባዕልካ ተመሃር እዩ ፡፡

እቶም ኣብቲ ፀልማት ዝነበሩ ሸውዓተ ሰባት ንብዙሕ ሓዊ ብቀይሕን ወርቅን ይውላዕ፣ ህዝቢ ኣብ መሬት ኮፍ ኢሉ፣ ሓንቲ ሰበይቲ ጻዕዳ ጫማ ተኸዲና ኮፍ ኢላ ኣብ ጥቓ እቲ ቀዳማይ ደረቕ ዱዃ ትረአ። እዚ ንጽባቐ ቅርጽን ዕርክነትን ዝውክል እዩ።

እዛ ጓል አነስተይቲ እዚኣ ኣብ እዋን ኩናት ምስ እቶም ኩናት ዝእውጁ ዝነበሩ ፃላእትና እትሰርሕ ዝነበረት ናይ ጥዕና ሚኒስትር ኮይና ዝተሸመት እያ። እዛ ጓለ ነንስተይቲ እዚኣ ድማ ሽማ ልያ ካሳ ትባሃል።

ኣብ ትግራይ ካብ ዝርከባ ሃይማኖታት ሓንቲ ኦርቶዶክስ ተዋህዶ ክርስትያን ኣመንቲ ኣብ ቤተ ክርስትያን ፃዕዳ ክዳን ተከዲኖም ዓመት ባዓል እንዳክበሩን ፆሎቶም እንዳብፅሑን እዮም።

ሓንቲ ጓል ኣንስተይቲ ባህላዊ ኣከዳድና ተኸዲና ባህላዊ ስነ-ስርዓት ቡን ክትፍጽም ትረአ። ኣብ ቅድሚኣ ፋናጅል ቡን፡ዝተዳለወ መቅረቢ፡ከምኡ’ውን ዝተፈላለየ ባህላዊ ምግቢን ኣቕሑን ኣሎ። ኣብ ማእከል እታ ሰበይቲ ቡና ብዘመናዊ ብርሃን ክትፍስስ ተራእያ። ከም መስተንክር ወከልቲ ሰላምንባህልን ደው ኢሎም ኣለው።

ክልተ ደቂ ኣንስትዩ "Ethiopia land of origins" ዝብል ሻራ ኣብ ዝተለጠፈሉ መድረኽ ናይ ቡና ቀረባት ኣዳልየን እኔዋ፡፡ እዚ ነገር ምስ ቱሪዝም ዝተኣሳሰረ ዶ ይመስል?

ሓደ ዓብይ ናይ ሃይማት አቦ ብብጫ፣ ቀይሕን ፃዕዳ ሕብሪ ዘለዎ ወርቃማ ልብሲን ቆቢዕን ተከዲኖም አብ ሰማያዊ ሕብሪ ድሕረ ባይታ ይርከቡ፡፡ እዞም ናይ ሃይማኖት ሊቅን መምህርን ዝኮኑ መን ተባሂሎም ይፍለጡ?

እዚ ናይ ትግርኛ ምስሌታት እዚ ብኣማርኛ ንምታይ ተፃሒፉ ? ብትግርኛ ዘይፃሓፍ ? እቲ ምሳሌታትና እውን ድዮም ዘሕድጉና እዞም ናውራማት እዚኦም።

ተሳትፎ ዩኒቨርሲታት ትግራይ ኣብ ፀገም ህዝቢ መሰረት ገይረን ክሰርሓ ይግባእ ኢሎም ተዛሪቦም ምሁራን ዝብል ኣበየናይ ናይ ቴሌቨን ጣብያ ተመሓላሊፉ ?

ውዕዉዕ ምርኢት መጽሓፍቲ ኣሎ! ብዙሓት ሰባት ኣብ ሓደ ዳስ መጽሓፍቲ ይሸጡ ኣለዉ። ሓያሎ ጠረጴዛታት ብዝተፈላለዩን ውቁባትን መጻሕፍቲ መሊኦም ኣለዉ። ሓደ ሰብ ደው ኢሉ እቲ ካልኣይ ድማ ኢዱ ዘርጊሑ ኣተኲሩ ይዛረብ ኣሎ። ኩሉ ሰብ ብሃንቀውታ ኣብተን መጻሕፍቲ ይድህስስ ኣሎ።

ኣዲስ ልሳን ዝበሃል ናይ ሕትመት ሚድያ ዝተፈላለዩ ርእሰ ጉዳያት ሒዙ ወፂኡ ኣሎ፡፡ ኣብዚ ዘመን ብዙሕ ጋዜጣ ዘንብብ ሰብ ኣሎ ዶ?

እዚ ጸሊም ገመድ ኣልቦ ማውዝ ምስኡ ዝሰርሕ ንእሽቶ ዩኤስቢ ሪሲቨርን ዘርኢ እዩ። እቲ ማውዝ “ኢፍ” ዝብል ኣርማ ኣለዎ። እዚ ብተለምዶ ገመድ ኣልቦ ማውዝ ምስ ላፕቶፕ ወይ ኮምፒተር ንምትእስሳር ይጥቀመሉ። እዚ ዝተገልጸ ገመድ ኣልቦ ማውዝ ንምንታይ ይጠቅም?

ሓዱሽ ፃዕዳ ፍርጅ ኣብ ፀግዒ ተቀሚጥ ኣሎ ። ድሕረ ባይትኡ ድም ፅዕዳ ሴራሚክ እዩ ። ኣብቲ ፍሪጅ ቆፃልን ቀይሕን ናይ መብራህቲ ዑንቂ ኣለዉ ።

እዚ ዘመናዊ ናይ መኲሓሊ እርሳስ እዩ፡፡ እዚ እርሳስ ንምትሓዙን ንኣጠቓቕሙን ምቹው እዩ፡፡ ስለዚ እዚ ምቹውነቱ ዶ ይኸውን ደቂ ኣንስትዮ ዝመርፀኦ?

ሓንቲ መምህር ኣብ ማዕከል ደው ኢላ እቶም ተምሃሮ ድማ ኢድ ብኢድ ተታሒዞም እናተጨወቱ ይርከቡ ። ንስካትኩም ከ እዚ ጨወታ እዙይ እንታይ ይባሃል ?

ኣርባዕተ ቆልዑ ምስ ኣዲኦም ባህላዊ ክዳን ተኸዲኖም ዘርኢ ፎቶ ኣሎ፡፡ ከምዚ ዓይነት ናይ ቤተ ሰብ ፎቶ ዓብዪ ናይ መዘክርነት ዋጋ ዘለዎ እዩ፡፡ ኣነ ከምዚ ዝበለ ናይ ቤተሰብ ፎቶ መዘክር ዘይብለይ ብምዃኑ ይስምዐኒ እዩ፡፡

እዛ መሳርሒት ካተር ትበሃል፡፡ እዛ ናይ ቤት ፅሕፈት መሳርሒ ወረቐት ኣስተኻኺልካ ንምቑራፅ ትጠቅም፡፡ ናይዛ ማሽን ኣድላይነት ብናትኩም ርድኢት ከመይ እዩ?

ምስረታ ኣማካሪ ካውንስል ግዝያዊ ምምሒዳር ትግራይ ዝብል ብ ፀሊም ሕብሪ ኣብ ልዕሊኡ ድም ባንዴር ትግራይ ብ ዩቲብ ድረ ግፅ ይረአ ኣሎ ።

ኣብዚ ሕዚ እዋን ኣብ ከም ኣዲስ ኣበባ ዝበሉ ዓበይቲ ከተማታት ሰባት ብመሸራቲቲ ገይሮም ምዃድ እናተለመደ እዩ። ንስኹም ኸ ከምዚ ዝበለ መፃወትታት ትፈትዉ ዶ?

ኣብዚ ሓደ ፍርያት ቀለም ጸጉሪ ተዓሺጉ “ዝሑልን ቀሊልን” ዝብል ጽሑፍ ተጻሒፉ ኣሎ። ኣብቲ ሳጹን ጸሊም ጸጉሪ ዘለዋ ሰበይትን ሓድሽ ቅዲ ጸጉሪ ዘለዎ ሰብኣይን ይርአ። ሕብሪ ፀጉሪ ንፀጉሪ ሕማቅ ስለ ሰኮነ ኣነ እየፈትወን እየ።

ከም እኒ ብርጭቕን ኣራንሽን ዝኣምሰሉ ፍረምረታት ኣብ ዕዳጋ ይርቡ እዮም፡፡ እዞም ፍረ ምረ ከም ተወሳኺ ምግቢ ኢና ንጥቀመሎም፡፡ ንምዃኑ እዚኣቶም ኣብ ከባቢኹም ይበቑሉ ዶ?

ፀሊም ቆቢዕ ገይሩ ቀይሕ ጫሓም ሰብኣይ ማቻ ይስመዐኒ ኣሎ እናበለ እናደረፈ ንቅድሚ ይርኢ ኣሎ፡፡ እዚ ማቻ ይስመዐኒ ኣሎ እናበለ ዝርፍ ዘሎ ሰብኣይ መን ሽሙ?

መጋየፂታት፦ መጋየፂ ማለት ካብቲ ዝነበረ መልክዕ ኣቁሊሁ ዘርኢ እዩ። ካብ ነሓስ ዝተሰረሐ ና ገበር ፅሩራን ናይ እዝኒ ሻኩርን ዝበሉ መጋፂታት ተጠቂማ ኣላ። ንስኩም ትፈልጥዎም ዓይነታት መጋየፂታት ከ ኣለው ዶ?

መብዛሕቲኡ ግዜ ኣብ ኣብያተ ቤተ ክርስትያናት ኣብ ርእሲ ቤት ክስርትያን ኣብ ልዕሊኡ ዝግበር ኮይኑ ካብ ሓፂነ መፂን ዝስራሕ እዩ። እንታይ ይብሃል ሽሙ?

ዘድንቕ! ሓወልትታት ኣክሱም ኣብ ሰሜን ኢትዮጵያ ኣብ ከተማ ኣክሱም ዝርከብ ታሪኻዊ ቦታ እዩ። ግን ፀይቂ ንግስቲ ዝነበረት ጉዲት እዚ ከምዘውደቐቶ ብኣፈ ታሪክ ዝንገር እንትኸውን፣ እዚ ቦታ መርትዖ ጥንታዊ ስልጣነ ኣፍሪቃ ኮይኑ ዓቢ ታሪኻዊ ሓወልቲ ኢትዮጵያ እዩ።

እዚ ኣውቶማቲክ ቮልቴጅ ስቴብላየዘር ይመስል። ኣብ ቅድሚት ናይ ሓይልን ዓወትን መመልከቲታት ኣለዎ፡ ኣብ ላዕሊ ድማ ናይ ምጽዋር መትሓዚ ኣለዎ። እዚ ኣብ ስእሊ ዘሎ ቮልቴጅ ስቴብላየዘር እንታይ ይገብር?

ኣብዚ ብዙሓት ሰባት ኣብ ሓደ ወረዳ ከባቢ ተኣኪቦም ብሕብራዊ ጀሪካን ማይ ሒዞም ይርከቡ። እቲ ከባቢ ተፈጥሮኣዊ ኣግራብ ዘለዎ ቆላ ኮይኑ፡ እቲ ህዝቢ ኣብ ወርሒ ሓምለ ግብራዊ ተስፋ ዘለዎ መስመር ኮይኑ ይረአ።

ህፀይ ሃይለስላሴ ን ሓንቲ ሰበይትን ምስ ቡዙሓት ህፃውንቲ ደው ኢሎም ኣለዉ ። እቶም ሰለስተ ህፃውንቲ ድማ ኮፍ ኢሎም ኣለዉ ።

ሰለስተ ሰባት አበ ዝተፈላለዩ ተክሊትን ጎቦታትነ ጥቃ ዘሎ ናይ ሕርሻ ቦታ ዝርከብ ብጫ ሕብሪ ዘለዎ ዕቋር ማይ ብብጫ ጀሪካን እናቀድሑ ተክሊታት የስትዩ አለው፡፡ ዝተፈላለዩ ተክሊታት ከዓ አልሚዖም ይርከቡ፡፡

ብ ጎቦን ሓምለዋይ ኣትክልቲ ዝተከበበ ብጣዕሚ ሰሓቢ ዝኮነ ማያዊ ኣካል እዩ ። ነቲ ማያዊ ኣካል ዝከበቡ ዝራእቲ እውን ኣለዉ ።

ዝተጠለፈ ፃዕዳ ናይ ባህሊ ኽዳን ዝተኸደነ ሰብ ይርአ ኣሎ፡፡ እዚ ሰብ ዕላምኡ ነቲ ክዳን ጥራሕ ንምፍላጥ ስለዝኾነ ገፁ ክረኣይ ኣየድለዮን፡፡